ካብ ዓይነታት አልኮል መስተ እቲ ሓደ ኮይኑ በዴሌ እናተባህለ ዝፍለጥ ዓይነት ቢራ አብ ካሳ ውሽጢ አትዩ ንሪኢ አለና፡፡

ወዲ ሰብ ዝነብረሉ ገዛ እናተበሃለ ዝፍለጥ ንሰባት መንበሪ እንጥቀመሉ ሓደ ኮይኑ እዛ እንሪአ ዘለና ጓል አንስተይቲ ሓፍትና ከዓ አብ መካበብያ ወይ ካዓ አብቲ በሪ ገዛ ከፍ ኢላ እሪአ አለና ፡፡